እዚ ኣብ ምስሊ ትሪእዎ ዘለኹም ሰባት ዝጥቀሙሉ ወሳኒ ግልጋሎት ዝረኽብሉ ቦታ ታይ ይበሃል?

እዚ ኣምስ እዚ ኣብዚ ምስሊ ትርእይዎ ዘለኹም እ ብ ሰባት ብቡዝሕ ሰባት ዝፍለጡ ዓዲ ዝመርሑ እንታይ ይባሃሉ? ፖለቲካ እኳ...

ብኣካልብዓት ናተንቀ ስኣስና እንገብረ ነገር ኣሚዳ ኾኑድዩ ካብ ጕያ መኣምነት ትፈላለዩ ሰባት በባ መልጠን ዓእሞም በብ ደረጀኦም ጐዮም ዓእሞም ዘሩ ኢሉ ኣሚዳ ኣይጓድልን።

እዚ ኣብ ምስሊ እትሪእዎ ዘለኹም ናይ ቀደም ናይ ጥንቲ እንታይ ይብሃል?

እዚ ኣብ ምስሊ እትርእዎ ዘለኩም መጓዓዝያ ሆስፒታል፣ ትምህርት ቤት ንሕ/ሰብ መሰረታዊ ግልጋሎት ዝህቡ እንታይ ይባሃሉ?

ብመልክዕ ፈሳሲ ኮይኖም ኣብ መዓልታዊ ህይወታትና እንጥቀመሎም እንወስዶም ዓይነታት ዝውሰዱ ፈሰስቲ ብኣጠቓላሊ እንታይ ይበሃሉ?

እዚ ኣብ ምስሊ እትርእይዎ ዘለኹም ሰባት እምነቶም ዝገልፅሉ እንታይ ይብሃል?

ብዝተፈላለዩ ግጥሚታትን ዜማታትን ተዋሃህዱ ብእ ብእዝንና እንሰምዖ ስሚዒት ሂቡና እንስዕሰዓሉ ኣብ መድረኽ ክኾን ይኽእል እዩ ።ኣብ ዝተፈላለዩ ቦታታት እንታይ ይብሃል።

ኣእምሮና ከሕድሰና ኢልና እንሪኦ ነገራት ኣብ መድረኽ ዝስርሑ ናይ ትወና ነገር እንታይ ይባሃል? ኣእምሮና ንከሕድሰና፣ ንከስሕቀና ንከዝናንየና ኢልና እንሪኦም ኣብ መድረኽ ዝስርሑ

ናይ ዝተፈላለዩ ነገራት መፍለጢ ኣብ ጨርቂ ዝስራሕ ናይ ነፃ አገልግሎት ክኾን ይክእል እዩ፡፡ ናይ ሃገር ክኾን ይክእል እዩ፡፡ ናይ ዓዲ ክኾን ይክእል እዩ፡፡ ኣብ ጨርቂ ቀለማት ተሰሪሑ ወኪል ናይ ሓደ ነገር ዝኮነ እንታይ ይበሃል?

እዚ ኣብ ምስሊ እንሪኦ ዘለና ግጥምን ዜማን ተዋሃሂዱ ሰባት ዘሳዕስዕ እንታይ ይባሃል?

እዚ ምስሊ እንሬኦ ዘለና መፀባብቅን መመላክዒ እንጥቀመሉ እንታይ ይበሃል? ኣብ ርእስና ክኮን ይክእል እዩ፣ ኣብ ኢድና፣ ኣብ ጨጉሩና ፣ኣብ ክዳንና ኣብ ዝተፈላለዩ ኣካላትና እንጥቀመሉ እንታይ ይበሃል?

ካብ ቦታ ናብ ቦታ እናተንቀሳቐስና ዝተፈላለየ ዓይነት መንገድታት ዝተሰርሑ ናይ ጥንቲ ክኾኑ ይኽእሉ እዮም፣ ናይ ሕዚ ክኾኑ ይኽእሉ እዮም፣ እንሪኦም ትምህርቲ ንወስደሎም ካብ ዝተፈላለዩ ነገር ዝተሰርሑ፣ ካብ እምኒ ክኾን ይኽእል እዩ፣ ካብ እምኒ ተሰሪሖም መንደቕ ዝኾኑ፣ ካብ ዝተፈላለዩ ዘበናዊ ዓይነት ጌርና ንሰርሖም ክኾኑ ይኽእሉ እዮም ንዓዓቶም ንምርኣይ እንገብሮ...

ድቀ አንስትዮ ደቅ ተባዐትዮን ጸውታ ዘይፈሊ ኣካላዊ ብቕዓተን ይገብረሉ በብደ ዘእለትና ብመጥና ጕዑሾ ብሚጭዋት ጉያ ክኮኒ ይክእል እዩ። ብሞዮኦም ምዃን ይምደብን በብቕዓት ናብ ነገልፀሉ ነገራት ፀወታ ይባሃል እዮብ።

ንሕብረተሰብ ክጠቕሙ ዝኽእሉ ሆስፒታል፣ መንገድታት፣ ትምህርትታት፣ ዝተፈላለዩ ጥቕሚ ዘለዎም ዝስርሑ ስራሕቲ እንታይ ይበሃሉ?

ነቲ ነገር ንሱ ክውክለልና ይኽእል ኢሎም ዝገብርዎ ምልክት እንታይ ይባሃል? ንኣብነት ብፖለቲካ ደረጃ ከም እን ህወሓት ንምሳሊኡ ውድባት ፖርቲ ንዓና ኽውክለልና ይኽእል እዩ እቲ ነራምዶ ዘለና ነገር ኽውክለልና ይኽእል እዩ ኢለን ዝገብርኦ ታይ ይበሃል?

መግለፂ መንነት ኮይኑ ናይ ሃገር ኣብ ጨርቂ ተቀሪፁ ዝተፈላለዩ ብዝውክል፤ መንነትካ ብዝውክል፣ ዝውክለካ እንታይ ይብሃል?

ሜዳታት ሽንጥሮታት ጎቦታት ብተፈጥሮ ወፂኦም ደስ ዝብል፣ ሰሓቢ ገፀ መሬት፣ ሰማይ፣ ምድሪ እዚኣቶም እንታይ ይብሃሉ?

እዚ ኣብ ምስሊ ትሪእዎ ዘለኹም ናይ ቀደምን ናይ ጥንትን ዝተሰርሐ ሕዚ ኮይንና ንመሃረሉ እንፈልጠሉ እንታይ ይበሃል?

መንነትናን ክብታትናን ዝገልፀልና በካድናናኾን ፈዕልዩ ብነርኡ ሰዓሠኢ ተሥ ሰዓን ኾንፈሪ ስፋኒዕት ነገረ ኣብኢናብንሕ ዘምጕናበን ኽደኖም ነገረ ታሪኽናን መንነትናን ዘትሊጠልና ተየለ

ዝተፈላለዩ ክእለት ዘለዎም ጥበብ ዘለዎም ድምፂ ብምውፃእ ንኣብነት ክራር ዝክእል ብክራር ምውጣይ ድምፂ ዘስመዐሉ ነገር እቲ ድምፂ ንሱ እንታይ ይባሃል?

እዙይ ኣብ ምስሊ እትርእይዎ ዘለኹም ስራሕትና፣ ኣብ ስራሕ ቦታን ኣብ ገዛናን ዝጠቐሙና ዓይነት መሳርሕታት እንታይ ይብሃሉ?

እዙይ ኣብ ምስሊ እትርእይዎ ዘለኩም ካብ ገዛን ካብ ሰፈርን ዝትወፃፀአ ክፋል ሕብረተሰብ እንታይ ይብሃል?

እዚ ኣብ ምስሊ እትርእዎ ዘለኹም ምስ ሰብ ተላሚዶን ኣብ ገዛ ዝንብሩን ምስ ሰብ ክላመዱ ዘይክእልንደቂ ሰባት ሓደገኛታት ዝኮኑ አብ በረካ ዝነብሩ እንስሳ እንታይ ይባሃሉ?

ዝተፈላለየ ኣቕሓታት ዝርከበሉ፣ ዝሽየጠሉ፣ ዝከፋፈለሉ ቦታ እንታይ ይበሃል?

እዚ ኣብ ምስሊ ንሪኦ ዘለና ሓሪስና ኮስኩስና ዘሪእና ማይ ወቐዒዎ ማይ ረኺቡ ዓብዩ ንምግብነት፣ ንደቂ ሰባት ፣ንእንስሳ ንመፅለሊ ዝውዕል ቦታ እንታይ ይባሃል?

ልስሉስ መስተ ዓይነት ዝስተዩ መስተታት ኣብ ጥርሙዝ ተዘጋጆም ነናይባዕሎም ስያመ ሃልይዎም ዝስተዩ እንታይ ይብሃሉ?

ሰባት ዝተፈላለየ እምነታቶም ኣብቲ ዝኣምንዎ ቦታ ምስ እግዚኣብሔሮም ዝራኸብሉ እምነት እንታይ ይባሃል?

እዚ ምስሊ ትሪእዎ ዘለኹም ብፀሓፍቲ ተፀሒፉ ንኣንበብቲ ዝቐርብ ፅሑፍ እንታይ ይባሃል?

ናይ ዝተፈላለየ ሃይማኖታት እምነቶም ዝኣምንሉ አስላሞት ሃይማኖቶም ዘካብሩሉ እንታይ ይበሃል?

እዚ ኣብ ምስሊ እንሪኦ ዘለና ዝተፈላለየ ባህልና፣ ኣከዳድናና፣ ክብርታትና እነፋልጠሉ እንታይ ይብሃል?

እዚ ኣብ ምስሊ ትሬእዎ ዘለኩም ሰባት ዓደግቲ ገንዘቦም ሂቦም ኣቅሕኦም ዝቅበልሉ ሸየጥቲ ደሞ ገንዘቦም ተቀቢሎም ኣቅሓ ነቶም ዓደግቲ ዝህብሉ እንታይ ይበሃል?

እዚ ትሪእዎ ዘለኹም ንማሕበረሰብ ከገልግሉ እዮም ተባሂሎምሆስፒታላት፣ ትምህርቲ ቤታት፣ መንገድታት ዝህነፅሉ መሰረት እንታይ ይበሃል?

እዚ ምስሊ ትሪእይዎም ዘለኩም ሰባት ሓሪሶም ኮስኪሶም እቲ ቦታ ማዕሪጉ፣ ቦቂሉ፣ ንምግብነት፣ ንሰባት፣ ንእንስሳ መፅለልን ዝጠቅም ቦታ እዩ፡፡

እዚ ኣብ ምስሊ እትሪእዎ ዘለኩም ግጥምን ዜማን ተወሃሂዱ ድምፂ ፈጢሩ ዘሳዕስዐና ስሚዒት ዝህበና እንታይ ይበሃል?

እዙይ ኣብ ምስሊ እትርእይዎ ዘለኩም ንህዝቢ ዘግልግሉ ህዝቢ ዝፈልጦ ምክፋል ማሕበረሰብ እንታይ ይብሃሉ?

ዝተፈላለዩ ኣብ መንጎ መራሕቲ ብዝፍጠር ግጭታት ኣብ ሕዝቢ ዝበጽሕ ዝተፈላለዩ ጕድኣታት ዝነገርን ዝስጉምን ብምንታይ እዩ እዚ ጕዳት ዝበጽሕ ብምንታይ ዘርፊ ስለ ዝመፀ እዩ፣ ብምንታይ ምክንያት ስለ ዝመፅእ እዩ?

እዚ ኣብ ምስሊ እንሪኦ ዘለና ሰባት መፀባበቂ፣ መመላኪዒ፤ አብ ኢደም፣ አብ ክሳዶም፣ አብ ርእሶም፣ ዝገብርዎ ዓይነት መመላኪዒ እንታይ ይባሃል ?

ገዛኢ ቅርሹ ሂቡ ኣቅሑ ዝቅበለሉ ናይ ክዳውንቲ ጥበባት ክኸውን ይኽእል እዩ ።ዝተፈላለዩ ጥልፍታት ዙርያታት ሸየጥቲ ድሞ ቅርሾም ምስ ተቀበሉ እቲ ኣቅሓ ነቲ ዝገዝእ ዝህብሉ ዓይነት መንገዲ እንታይ ይበሃል?

እዚ ኣብ ምስሊ እትርእይዎ ዘለኹም ዓደግቲ ቅርሾም ሂቦም ኣቅሓ ዝቅበሉን ሸየጥቲ ገንዘቦም ተቐቢሎም ኣቕሓ ዘረክብሉ እንታይ ይብሃል?

እዚ ኣብ ምስሊ እትርእይዎ ዘለኹም ግጥምታትን ዜማታትን ተዋዲዶም ነድመፅቲ ዝቐርቡ ዘሳዕስዕ እንታይ ይብሃል?

ካብ ቦታ ናብ ቦታ ንክንቀሳቀስ ተሳፊርና ኣብ መኪና፣ ኣብ ሳይክል፣ ኣብ ጋሪ እንጓዓዘሎም እንታይ ይባሃል?

ኣብ ዝተፈላለዩ ኣካላትና ኣብ እዝንና ፣ኣብ ርእስና ፣ኣብ ክሳድና ንጥቀመሉ ከፃባብቁና ኢልና እንገብሮም እንታይ ይባሃሉ?

እዚ ኣብ ምስሊ እሪኦ ዘለና ግጥምን ዜማን ተወሃሂዱ ድምፂ ፈጢሩ እናቐስቀሰ ዝነብረሉ እንታይ ይብሃል?

እዚ ኣብ ምስሊ እንርእዮ ዘለና ሰባት ካብ ፀሓይ፣ ካብ ቁሪ፣ ካበ ማይን ንፋስን ንክፅልሉ ዝሰርሕዎ መፅለሊ ዝነብርሉ ኮይኑ እዚ መፅለሊ እንታይ ይባሃል?

ብዓርሶም ዝተፈጠሩ ጎቦታት፣ ሜዳታት፣ ኣትክልትን፣ ዝተፈላለዩ ገፀ መሬት ዝርከብዎ ከባቢ እንታይ ይባሃል?

ንመፅለሊ፣ ንሕክምና፣ ንእንስሳ ምግቢ እንጥቀመሎም እንታይ ይበሃሉ እንታይ ይባሃሉ?

ሰባት ስራሕቶም ንምልላይ ዝተፈላለዩ ዓይነታት መንገዲታት ተጠቒሞም ንተጠቀምቲ ዘባፅሕሉ መንገዲ እንታይ ይበሃል?

ኣብ ዝተፈላልዩ ግራታት ተሓሪሶም ካቡ ንደቂ ሰባት ቐለብ ናይ ጥበተም ኢኸትእትዩዉን ኢልሉ ዘሕረስ እቲ ቦታ ታይብሃል ንሳ ጠቅም ኳኒካ እዩት ዘሕረስ ዘለ ንደቂ ሰባት ንሸቐጥ ይጥቀም።

ተፈዶ ኣሚኒቃ ኣሓ ብርኮው ናይደ ሰብረትዝሰብታት ኸማሉ በሉ ዮ ቐለባት ተማሉ እልሚልካ ኣብ ዝኾኖ ቦታ ኸዚንካ እትሸጦም ነገር ቦታ ንሱ ት ኣይ ባዝሽየጡ ወስትራ ነግራትን ዝኽዘኖ ሽይጠል ቦታንስተገ

እዚ ኣብ ምስሊ ትሪእዎ ዘለኹም ናይ ቀደም ናይ ጥንቲ እ ካብ ካብ እምኒ ዝተሰርሑ ናይ ቀደም ሰባት ዝሰርሕዎ ብዙሕ ዝንገረሉ ዘለዎ ቦታ እንታይ ይባሃል?

ንመፀባበቂ ኢልና እንገብሮም ነገራት እንታይ ይበሃሉ? ኣብ ርእስና፣ ኣብ ገፅና፣ ኣብ ኢድና እንገብሮም ነገራት እንታይ ይበሃሉ?

እዚ ምስሊ እትርእይዎ ዘለኹም መንገዲ፣ መጓዓዚ፣ ሕክምና፣ ፅርግያ፣ ትምህርቲ እዚኣቶም ንወድሰብ ኣድለይቲ እዮም ኢልካ ዝስርሑ ስራሕቲ እንታይ ይብሃሉ?

ዝተፈላለዩ ኣብ ዝተፈላለዮ ኸባቢታት ገፀ ሰሓብቲ ገፀ መሬት ዝፈጥሩ ሽንጥሮታት ሜዳታት ጎቦታት እንታይ ይባሃሉ?

ካብ ፀሓይን ቁሪን ንኽከላከለልና ኢልና ሰሪሕና እቲ እንሰርሖ መሳርሒ ደሞ ብአምኒን ጭቃን ክኾን ይኽእል እዩ። ብዝተፈላለዩ ዘመናዊ እ መሰርሕታት ሰሪሕና ካብ ፀሓይን ቁሪን ንፋስን ንኽከላኸለልና እንሰርሖ መፅለሊ እንታይ ይባሃል?

እዚ አብ ምስሊ እትሪእዎ ዘለኹም ንደቂ ሰባት መሰረታዊ ነገራት ዝዋሃብሉ ዝረኽብሉ እንታይ ይባሃል ፡፡

ብዓርሶም ዝተፈጥሩ ጎቦታት፣ እምባታት፣ ሩባታት፣ ፈሰስቲ ወረድቲ ማያት ዝርከብሉ ሰሓቢ ገፀ መሬት እንታይ ይበሃል?

እዚ ኣብ ምስሊ እትሪኢዎ ዘለኩም ሰባት ካብ ዓዶም ናበ ካሊእ ዓዲ መፂኦም ዝተፈላለዩ ዓይነት ባህሊ ዝርኢሉ ጥንታዊ ታሪካት ዝርኢሉ ጉዕዞ እንታይ ይበሃል?

ናይ ከባቢን ዓድን ሃገርን ሰላምን ፀጥታን ንኽሰፍን ሕጊ ዘኽብር እንታይ ይበሃል?

ዝተፈላለዩ ሕርሻታት ተተኺሎም ንምግብነት ዝውዕሉ ኣትክልቲ ከም ማንጎ ፣ኮሚደረ ዝኣመሰሉ እንታይ ይበሃሉ ?

ክብርታት ስም ናህና ክገልፀና እዩ ኢልና ካብ ቦታ ናብ ቦታ ክፈለለይ ይኽእል እዩ። ኣብ ራያ ክኾን ይኽእል እዩ። ዝተፈላለየ ሽርጣት ዝገብሩ ኣለው ንዓዓቶም ዝገልፀኦም መንነቶም ዝኾነ እንዳተወራረሰ ዝመፀ። ንሱ እንታይ ይበሃል? ዝገበርዎ ነገር እንታይ ይበሃል ?

ካብጥልቲ ድህ ስተሰሑ ፈበበሮም ሰሓቲ ወዕሎም ፈጦሩ እንታይብሃል?

እዚ ኣብ ምስሊ ንሪኦም ዘለና ብማሕበረሰብ ተመሪፆም ዓዲ ክመርሑ ዝተቋቖሙ ብኣብዝሓ ህዝቢ ዝፍለጡ እንታይ ይበሃሉ?

ዘምስሪ ዘንን ኪቲ ቀሻንተቢሎ መኣሃዙ ገዘኣቲ ገሙ ቕርሺ ሕዩ ።ኣሓኡበሉ መንገዲ እንታ ይበሃል?

ብቡዝሕ ክፋል ሕብረተሰብ ዝፍለጡ መራሕቲ ሃይማኖት ክኮኑ ይክእሉ እዮም፣ ናይ ሃገር መራሕቲ ክኮኑ ይክእሉ እዮም፣ ናይ ዓዲ መራሕቲ ክኮኑ ይክእሉ እዮም ፤ እንታይ ይባሃሉ?

እዚ ኣብ ምስሊ ትሪእዎ ዘለኹም እ ባህልን መንነትን ታሪክን ንምፍላጥ ካብ ቦታ ናብ ቦታ ተንቀሳቂስካ እትረኽቦ እንታይ ይበሃል?

ዝተፈላለዩ ኣቕሓ ዝርከብዎ ንሕብረተሰብ ድልየታት የማልኡ እዮም ተባሂሎም ዝኽዘንሉ ቦታ፣ ዝሽየጡሉ፣ ዝከፋፈልሉ ቦታ ፣ እንበልዖ ዝርከበሉ እንበልዕሉ ኾይንና ከይድና ዝኾነ ነገር ኣብ እቲ ቦታ ንሱ እንገዝኦ እቲ ቦታ ንሱ እንታይ ይባሃል?

መምህራን ተማሃሮን ዝራከብሉ ስርዓት እንታይ ይበሃል? መምህር ዘለዎ ፍልጠት ንከካፍል እቶም ተማሃሮ ድማ ካብቲ መምህር ፍልጠት ንክረክቡ ዝራከብሉ ስርዓት እንታይ ይበሃል?

ነቲ እንሰርሕ ሥራሕ ነፍራልጡ ኾነናልና ኣርቲራልቦታሃት ነምጡኳ ከምዝኻንዘድሠር ናውዚና ንርተ ንስልኪ ጐሥደውሉናንዘዶድናይልና እንነጥ ነገር ታይ ይብሃል?

ዝተፈላለዩ ባዕሎም ዝተፈጠሩ ሜዳታት፣ ሽንጥሮታት፣ ጎቦታት፣ እምባታት፣ ደስ በሃሊ፣ ሳሓቢ ገፀ መሬት ዝፈጥሩ እንታይ ይበሃሉ?

እዚ ምስሊ እትሪእዎ ዘለኹም ሰባት ናብርኦም ንምምሕያሽ፣ ምግቦም ንምርካብ፣ መፅለሊኦም ንምርካብ ጉልበቶም ገንዘቦም ኣዉፂኦም ዝፅዕርሉ ፃዕሪ እንታይ ይብሃል?

ዝተፈላለዩ ዝተከዘኑ አቁሑ ዝርከብሉ፣ ዝከፋፈልሉ፣ ዝሽየጥሉ፣ ዝርከብሉ ቦታ እንታይ ይበሃል?

ናይ ዝኾነ ይኹን ነገር ንኸፋልጠልና ን እቱይ ሰብ ፍልጠት ሃልይዎ ብዛዕባ ክንታይ መግለፂ ዝውሃበሉ እንፈልጠሉ መንገዲ እንታይ ይብሃል?

ኣብ መንበሪና ዝርከቡ ዝተፈላለዩ ዓይነታት ንጥቀመሎም መዓልታዊ ስራሕትና ጥቕሚ ዝህቡና ዝተፈላለዩ ኣብ ንበልዖ ክኾን ይኽእል እዩ፣ ኣብ ንሰትዮ ክኾን ይኽእል እዩ፣ ዝኾነ ዓይነት ጥቕሚ ዝህቡና ኣብ መንበሪ ገዛና ዝርከቡ እንታይ ይብሃሉ?

ዝተፈላለዩ ኣመንቲ እምነታቶም ዝኣምንዎ እምነት እቲ እምነት በዓሉ እንታይ ይብሃል?

እዚ አብ ምስሊ ትሪእዎ ዘለኩም ሸየጥቲ አቁሑ ሂቦም ገንዘቦም ዝቅበልሉ ዓደግቲ ደሞኒ ገንዘቦም ሂቦም አቁሑ ዝቅበልሉ ዓይነት መንገዲ እንታይ ይበሃል?

እዚ አብ ምስሊ ትሪእዎ ዘለኩም ናይ ቀደም ታሪካት ንምፍላጥ ሰባት ካብ ዓዶም ናብቲ ታሪክ ዘለዎ ቦታ ከይዶም ዝሪእዎ እንታይ ይበሃል?

ዘተፍናዕኒ ጥቕሚ ዝምና ንካሥትራይ ነገር ዝተሠርሑ ንኣና ኣጐልጉለት እንረኅወሎም መገል ገልቲ ብትምህርትደ ንኣብ ትምህርቲ ሕዚ ነኣምነት ንስፋይ ነገር ነኽነት ክኦሉ ዘጠቕመና መገል ገሊ ኣይብሃል።

እዚ ኣብ ምስሊ እትርእይዎ ዘለኹም ምሳና ምስ ደቂ ሰባት ተላሚዶም ዝነብሩን እ ንደቂ ሰባት ክላመዱ ዘይኽእሉ ሓደገኛታት እንስሳ እንታይ ይብሃሉ?

ኣብ ዝተፈላለዩ ቦታታት ዝርከብ ናይታ ዓዲ ወይ ናይታ ሃገር መግለጺ መንነታ እዩ ተባሂሉ ብዝተፈላለዩ እደ ጥበባት ዝተሰርሑ ናብ ሰብ ዝበፅሕ ነገር እንታይ ይበሃሉ ነገር ንሱ ጠለብ ገንዘብ ነታ ሃገር ይኩን ነታ ዓዲ ዘርክብ ማለት እዩ።

ግዜን ስዓትን ሓልዩ ኣብ ዝተፈላለዩ ስዓታት ክኾን ይኽእል እዩ፡፡ ናይ ንጉሆ ዝቀርብ ኣሎ፣ ናይ ቀትሪ ዝቀርብ ኣሎ፣ ናይ ምሸት ዝቀርብ ኣሎ ሓዱሽ ሓበሬታ እንሰምዐሉ ክንረክበሉ ኢልና ተፀቢና እንሰምዖ እንታይ ይብሃል?

እዝ ምስለ ትርኢ በልዘልለኹም ም ሰብት ተላሚዶ ምስፍ ወርተዛም ኽነውርዝቕሉን ምስፍ ተላሜኒደ ምስሓሰ ነዉርዙ ይቕሉ ሓደገኛ ተበርሃዘ ምውርስምሳ እታ ይይበለ።

ዓደግቲ ቕርሸም ሕወም ኣሕኦም ቅምዓነት ቅምማእመ ዘእበልኒን ይ እትደሞ ቅማእመም ሕቦም ቕርሾም ዘቕበልሉ እንተይበል

ዝተፈላለዩ ጥቅሚ ተበሂሎም ዝሱርሑ ኣገልግሎትኩ እዮም ተዋሂሎም ዝሠርሑ እንታይ ይብሃሉ ነቲ ኅበርተሰብ ጥቕም ዝውዎ ዝተፈላለዩ ነገራት ሱርሑ ማለት እዩ።

ብዝተ ዝተፈላለዩ ነገራት ደቂ ሰባት ምስቲ ዝንሄ ኩነታት ዘይተስማዕማዕናሉ ምስቶም ዝመርሑ ዘለዉ ነገራት ምስቲ ዝኾውን ዘሎ ኹነታት ብዘይ ምስምዕማዕ እንገብሮ እንቅስቃሴ እንታይ ይብሃል?

ዝተፈላለዩ ዓይነታት እምነት ኢና ንኣምን ።ኦርቶዶክስ ክኮን ይክእል እዩ፣ ኣሰላም ደረጃ ክኮን ይክእል እዩ፣ ዝተፈላለዩ እምነት ሃሊና ነቲ እምነትና ነፃባርቀሉ እንታይ ይበሃል ? ወይ እቲ እምነትና እንኣምኖ ነገር እንታይ ይበሃል ?

እዚ ኣብ ምስሊ ትርእይዎ ናይ ባህልና መግለፂ ናይ ቀደም ናይ ጥንቲ እንታይ ይባሃል?

እዚ አብ ምስሊ ትሪእይዎ ዘለኩም ፍልጠት ንምርካብ፣ ናብ ቤት ትምህርቲ ንኽደሉ፣ ፍልጠት ንረክበሉ እንታይ ይበሃል?

እዚ ምስሊ እትሪእዎ ዘለኩም ለማዳታት፣ ኣብ ገዛን ዝነብሩን ዘይ ለማዳታት፣ ኣብ በረካታት ዝነብሩን ንሰብ ሓደገኛታት ዝኮኑ ዓይነታት እንስሳ እንታይ ይብሃሉ?

ብወታደራዊ ብብተፍል ነገራት ዝሞርሕና ብስቲፈልዩ ክኻል ኅበተሰብ ዝፍበጡ ማእምት ተምኒ ጃን መዲት ዝበልትይግረ እዚኣቶም ታይብሃሉ"?

ከከም ከባቢኡ ዝፋላለን ዝተፈላለዩ ነገራት ዝሥራሕ ከብድና ንዓጌድናይና እንወልዖ ዓይነት እንታይ ይባሃል?

መራሕቲ ዝተፈላለየ ናይ ሃገራዊ፣ ክልላዊ፣ ናይ ከባብኦም ነገር ዝዝትይሉ ዝመርሕሉ ዘርፊ እንታይ ይበሃል ?መራሕቲ ሃገር ክኾኑ ይኽእሉ እዮም ዓዲ ክኾኑ ይኽእሉ እዮም?

እዚ ኣብ ምስሊ እንሪኦ ዘለና ሰላምን ፀፅታን ከባቢናን ሕብረተሰብናን ዝሕልዉ ዘኽብሩ እንታይ ይባሃሉ፡?

ምስ ሰብ ተላሚዶም ምስ ሰብ ዝነብሩ ምስ ሰብ ተላሚዶም ምስ ሰብ ክነብሩ ዘይክእሉን ካብ ሰብ ርሒቆም ዝነብሩ እንስሳ እንታይ ይበሃሉ?

እዚ ምስሊ ትርእይዎ ዘለኹም ዓደግቲ ገንዘቦም ሂቦሞ ኣቝሑት ዝቕበሉሉ ሸየጥቲ እንደሞ ኣቕሓ ሂቦሙ ቅርሺ ዝቕበሉሉ መንገዲ እንታይ ይበሃል?

ካብ ገዛን ካብ ከባቢን ዝተወፃፀአ ክፋል ሕብረተሰብ እንታይ ይብሃሉ?

እዚ ኣብ ምስሊ ትሪእዎ ዘለኹም ሰባት ፍልጠቶምን ገንዘቦምን ጉልበቶምን ተጠቒሞም ዝሰርሕዎ ስራሕ እንታይ ይበሃል?

እዚ ኣብ ምስሊ እትርእይዎ ዘለኹም መኸዘኒ ዝተፈላለዩ ኣቑሕትን መከፋፈልን መሸጥን ቦታ እንታይ ይብሃል?

እዚ አብ ምስሊ እትሪእዎ ዘለኩም ንምግብነት ነውዕሎ ቦታ እንታይ ይበሃል? ከምኡ እውን እንስሳ ዝውዕላሉ እናተመገባ እንታይ ይበሃል ?

እዚ ምስሊ ንሪኦ ዘለና ሸየጥቲ ኣቕሓ ሸይጦም ገንዘቦም ዝቕበልሉ ገዛእቲ ድማ ቅርሺ ሂቦም ኣቑሑቶም ዝቕበልሉ መንገዲ እንታይ ይባሃል?

ዝተፈላለዩ ካብ ገዛ ካብ ከባቢ ዝተዉፃእፅኡ ክፋል ሕብረተሰብ እንታይ ይብሃሉ? ካብ ገዛ ካብ ሓደ ገዛ ክኾን ይኽእል እዩ ኣብ ከባቢ እንታይ ይብሃሉ?

እዚ ትሪእዎ ዘለኹም ምስሊ ካብ ቦታ ናብ ቦታ እናተንቀሳቐሱ ዝተፈላለየ ታሪኽ ንክፈልጡ ዝጓዓዙ እንታይ ይበሃል ?

አዚ ኣብ ምስሊ እትሪእዎ ዘለኹም ምስ ሰባት ተላሚዶም ኣብ ገዛ ዝነብሩ፣ ናይ ምስ ሰባት ከዓ ተላሚዶም ኣብ ገዛ ክነብሩ ዘይኽእሉ እንታይ ይብሃሉ?

ንዝተፈላለዩ ክፋላት ኣካላትና ንመፀባበቒ እና መመላኽዕናን እንጥቀመሉ መፀባበቒ እንታይ ይብሃል?

እዚ ምስሊ ትሪእዎ ዘለኩም ንስራሕን ንገዛን ዝጠቅም እንታይ ይበሃል?

መለለዪ መንነት ናይ ዝተፈላለዩ ናይ ነገራት ናይ ሃገር ክኸውን ይኽእል ፤ ናይ ዓዲ፤ ናይ ዝተፈላለዩ ነገራት መንነት መግለፂ ዝኾነ እንታይ ይበሃል?

ብባህላዊ ይኹን ብዘመናዊ ዝተሰርሑ ካብ ንፋስ፣ ቁሪ ማይን ንኸፅልለና ንኽከላኸለልና ኢልና እንሰርሖ መፅለሊ እንታይ ይባሃል?

እዚ ኣብ ምስሊ ትሪእይዎ ዘለኹም ብተፈጥሮ ባዕሉ ኣብ ርእስና ዝበቊል ክንቁነኖ ንኽእል ኢና: ኣብ ደቂ ኣነስትዮ ኣብ ተባዕትዮ ደሞኒ ዝቑረፅዎ ባዕሉ ብተፈጥሮ ዝበቊል እንታይ ይበሃል?

እዚ ኣብ ምስሊ ንርኦ ነገር ንመፅለሊ ንመድሓኒት ዝጠቅም እንታይ ይብሃል?

እዙይ እትርእይዎ ዘለኩም ምስሊ ምስ ሰባት ተላሚዶም ኣብ ገዛ ዝነብሩን ምስ ሰባት ክላመዱ ዘይክእሉ ኣብ በረካ ዝነብሩን እንስሳ እንታይ ይባሃሉ?

እዚ ኣብ ምስሊ እንረእዮ ዘለና ሰባት ካብ ቦታ ናብ ቦታ ንዓርሶምን ንኣቅሖምን መጓዓዓዚ ዝጥቀመሉ እንታይ ይባሃል?

ዝተፈላለየ ኣብ ሓደ መንበሪ ዝነብሩ ኣብ ከባቢታትን ዝነብሩ ኣዴታት; ቆልዑ; ኣወደት; ኣጓላት ዝነብሩ እንታይ ይብሃሉ?

ናይ ሓደ ነገር ክገልፀልና እዩ ኢልና ምልክት እንገብሮ መግለፂ እንታይ ይብሃል?

እዚ አብ ምስሊ እትሪእዎ ዘለኩም ሰባት ፍልጠቶምን ጉልበቶምን ተጠቂሞም ባዕርሶም ዝሰርሕዎ ንሰባት ዘገልግል እንታይ ይባሃል?

እዚ ምስሊ እትሪአዎ ዘለኹም ኣብ ገዛ ምስ ሰባት ተላሚዶም ክነብሩ ዘይኽእሉ ሓደገኛታት ኣብ በረኻ ዝነብሩ እንስሳ እንታይ ይባሃሉ?

እዚ ምስሊ እዚ ትሪእዎ ዘለኩም ኣብ ገዛ ምስ ሰብ ተላሚዶም ክነብሩ ዝክእሉ ምስ ሰብ ተላሚዶም ክነብሩ ዘይክእሉን ሓደገኛታት እንስሳ እንታይ ይበሃሉ?

ዝተፈላለዩ ሕብረተሰብ ክጠቅሙ እዮም ተባሂሎም ዝስርሑ ከም ሆስፒታል ፣መንገዲ፣ ትምህርቲ ቤት ወሰንቲ ዝኮኑ እንታይ ይብሃሉ?

ገዛኣይ ቅርሺ ሂቡ እቲ ዝደልዮ ኣቕሓ ዝረኽበሉ ሸያጣይ ድማ እቲ ኣቕሓ ሂቡ ቅርሹ ዝቕበለሉ ዝተፈላለየ ኣቕሓ ክኸውን ይኽእል እዩ ። ንኣብነት እኽልታት፣ ኣቕሓታት ናይ ገዛ ክኸውን ይኽእል እዩ ።ታይ ይበሃል?

ኣብ ስተፍራልግበታታት ዘትከሉ ንኻጽለዩና ኢልና እንተኽሎም ተኽልታት ብሠናይ ነግራት ጠምታት ይዉናዮም ካብ ብኽለት ኣየርዉን ይካልኻሉ ግና ትፈዘዩ ነገራት ጠምዙና እነተኽሎም ታይ ይበሃሉ?

ኣብ እንነብረሉ ቦታ ዝተፈላለየ ግልጋሎት ክጠቕሙና ዝኽእሉ ግልጋሎት ዝህቡና ዓይነታት መገልገልቲ እንታይ ይባሃሉ?

እዚ ኣብ ምስሊ እትሪእዎ ዘለኹም ተሓሪሱ፣ ተዘሪኡ፣ ተኾስኲሱ፣ ማይ ሰትዩ ካብኡ ተቦንቊሱ ንምግብነት ነውዕሎ እንታይ ይብሃል?

ካብ ፀሓይ ቁርን ንፋስ ካብ ዝተፈላለዩ ሓደጋታት ክከላኸለልና ኢልና ከፅልለልና ኢልና እንሰርሖ ብባህላዊ መልክዕ መፅለሊና እንታይ ይባሃል ኣብ ገጠር ዝስራሕ?

እዚ ምስሊ ትርእይዎ ዘለኹም ሰባት እምነቶም ዝገልፅሉ እምነቶም ዝኣምንሉ እንታይ ይባሃል?

እዚ ኣብ ምስሊ እትርእይዎ ዘለኹም ስዓትን ግዚኡን ሓልዩ ንማሕበረሰብ ሓበሬታ ንኽረክብ ዝግበረሉ መንገዲ እንታይ ይብሃል?

ደቂ ሰባት ዝተፈላለየ ንዓና ዝገልፀና መንነትና ዝገልፀልና ከም ግዜ ናብ ግዜ እናተመሓላለፈ እናተወራረሰ ዝመፀ ጥንታዊት ነገር ብኣለ ብኣከዳድናና ፣ ብኣረጋግፃና ብ እንታይ ክኾን ይኽእል እቲ ነገር ንሱ?

እዚ ኣብ ምስሊ ትሪእዎ ዘለኹም ብዙሓት ኣቑሑ ሸቐጣሸቐጥ ዝኽዘንሉ መከፋፈሊ መሸጢ እንታይ ይበሃል?

ዝተፈላለየ ክብርታት ታሪኽና ዝገልፀልና ኣሸንዳ ክኸውን ይኽእል እዩ፡፡ ኣብ ዓመት ሓደ ግዜ ኣብ ክረምቲ ዝኽበር ነገር ደቂ ኣንስትዮ ዝጫወትኦ እንታይ ይበሃል?

ንትንኣብኖእነት ኬድ ናም ዝጋኣብሔርና እንረሃወሉ ታቦታ ካብ ስፈር ኒግራት ሰዳኺሉሉ ዘመናዊ ሉ በኽልዋ መልከር ብብሕላተኢና ካብ እኔን ተጸረፈንብኡየፍሳ ኣይባል።

እዙይ ኣብ ምስሊ እትርእይዎ ዘለኩም ናይ ቀደም ናይ ጥንቲ እንታይ ይባሃል? ብውረስ ተወራረስ ናብ ሕጂ እውን ዝመፀ እንታይ ይባሃል?

ብብህለዎም ብዘመናዊነድቀ ዘትሠርሑ ንኣና ንእምነትና ንባሕሊና ንታሪኽና ሕንፃዋሮ እዮሚልካ ሠርካ ሙዘተፍለኒ ነቲ ዘኽተልዎ ዘሎ ቦታ ኺዶም ዘረኽዎ ነገር ናይብራት።

እዚ ኣብ ምስሊ እትሪእዎ ዘለኹም ሰባት ዝተፈላለየ ነገራት ንምርኣይ ካብ ዝተፈላለየ ዓዲ እናተቐሳቐሱ ዝዕዘቡ እንታይ ይብሃል?

ፍልጠት ንክንረክብ ኢልና ብሹም ምስቶም ዘምህሩና መምህራንና እንራከበሉ ንፍልጠት መርከቢ ተባሂሉ ዝተሰርሑ አብኡ ከይድና ፍልጠት ንረኽበሉ ስራሕና እንታይ ይበሃል?

እዚ እትሪእዎ ዘለኹም ዓደግቲ ቅርሾም ሂቦም ኣቑሑኦም ዝቕበልሉ ሸየጥቲ ደሞ ቅርሾም ተቐቢሎም ኣቕሓ ዝህብሉ ቦታ እንታይ ይብሃል? ስርዓት እንታይ ይብሃል?

ዝተፈላለዩ አቁሑ ተከዚኖም ዝከፋፈልሉ፣ ዝሽየጥሉ ቦታ እንታይ ይበሃል?

ሰዓቱን ግዚኡን ሓልዩ ንሕብረተሰብ ሓበሬታ ንኽህብ ዝቐርብ ኣብ ዝተፈላለዩ ቦታታት ዝቐርብ ሬድዮ ክኸውን ይኽእል እዩ:: ናይ ዝኾነ ዝተፈላለዩ መሳርሕታት እንሰምዖ ታይ ይበሃል?

እዚ ኣብ ምስሊ ትርእዎ ዘለኩም ከብድና ንምዕንጋል እንወስዶ ቀትሪ ይኩን ንጉሆ ፣ምሽት ይኩን ኣብ ዝኮነ ስዓት ከብድና ንምዕንጋል እንወስዶ እንታይ ይብሃል?

ግሥተፈ ናበዩ ወቀት ራኺብካ ሃገር ዓዲ ኻብ እትመርሐሉ ዘርፊ እንታይ ይበሃል

እዚ ኣብ ምስሊ እትሪእዎ ዘለኹም ዓደግቲ ገንዘቦም ሂቦም ኣቕሓ ዝቕበልሉ ኣቑሑ እዚ ደሞ ኣቕሓ ሂቦም ገንዘቦም ዝቕበልሉ ዝተዓዳደግሉ እንታይ ይባሃል፡፡

ንደቂ-ሰባት ጥቅሚ ክህቡ ተባሂሎም ዝተሰርሑ ብዝተፈላለየ ነገራት ዕንወት ዝበፅሖም ታይ ይበሃሉ? ታውኡ ትዕንወት ምስ በፅሐ ኣብ ዝተፈላለየ ግልጋሎት ዝህቡ ዝነበሩ ሕብረተሰብ እቲ ግልጋሎት ምስ ኣቋረጹ ታይ ይበሃል?

ካብ ፀሓይን ቁሪን ካብ ዝተፈላለዩ ነገራት ሓደጋታት ክከላኸለልና ኢልና አብ ዝተፈላለዩ ቦታታት አብ ገጠር ከባቢ ክኸውን ይኽእል እዩ፣ አብ ከተማ ከባቢ ክኸውን ይኽእል እዩ፣ ብዝተፈላለየ ዓይነት መልክዕ ገይርና ሰሪሕና ንከፅልለና እንሰርሖ መፅለሊ እንታይ ይበሃል?

እዚ ምስሊ እንሪኦ ዘለና ገዛእቲ ቅርሾም ሂቦም ዝደለይዎ ኣቕሓ ዝረኽብሉ ሸየጥቲ ድማ እቲ ኣቕሓ ሂቦም ቅርሾም ዝቕበልሉ መንገዲ እንታይ ይብሃል?

እዚ ምስሊ ትሪእዎም ዘለኩም ተሓሪሱ ተከስኩሱ ማይ ረኪቡ ንምግብነት እንጥቀመሉ እንታይ ይበሃል?

ፅቡቓትን ምዕሩጋትን ኮይንና ንኽንረአ፣ ኣብ ዝተፈላለዩ ክፋላት ኣካላትና እንገብሮ፣ ኣብ ናይ ገፅና ዘለው ክፋላት ኣካላትና ክኾኑ ይኽእሉ እዮም፣ ኣብ ናይ ርእስና ክኾኑ ይኽእሉ እዮም፣ ኣብ ዝተፈላለዩ ክፋላት ኣካላትና እንገብሮ። እቶም ንገብሮም ነገራት እንታይ ይባሃሉ?

ካብ ዝተፈላለዩ ቦታታት መፂኻ ናይ ሓደ ኸባቢ ባህልን ትዉፊትን ኩነታትን ንምርኣይ ኢልካ እተምፅኦ እንታይ ይብሃል?

ደቂ ሰባት ተኣኻኺቦም ዝዝናነይሉ፣ ኣእምሮኦም ዝሕደስሉ፣ ዝተፈላለየ ሓሳብ ዝተፈላለየ ጨዋታታት ወፂዮም ዝጫወትሉ ቦታ እንታይ ይብሃል?

መዓልቲ እናተፀበኻ ወርሓት ክኾን ይኽእል ዓመት እናተፀበኻ ኣብ ጎደናታት እምነትካ እተኽብሮ ዓይነት ኣከባብራ እንታይ ይብሃል ?

እዚ አብ ምስሊ እትሪኢዎ ዘለኹም ናይ ቀደም ናይ ጥንቲ ዝተሰረሐ ኾይኑ ፣ ብዝሕ እውቀት ታሪክ ዘለዎ ቦታ እንታይ ይበሃል፡፡

ሰላምን ፀጥታን ከባቢ ዓዲን ሃገርን ብምሕላው ዘኸብሩ እንታይ ይባሃሉ?

እዚ ምስሊ ንሪኦ ዘለና ዝተፈላለዩ ናይ ቀደም ንምርኣይ ፣ ፍልጠት ንምርካብ ፣ ታሪካት ንምፍላጥ ካብ ቦታ ናብ ቦታ እናተጓዓዝካ እትጓዓዞ እንታይ ይባሃል?

ኣብ መንበሪና ንመሳርሒ ግልጋሎት ንጥቀመሉ ማይ ማቕድሒ እንጥቀመሉ እንታይ ይባሃል?

ዝተፈላለዩ ነገራት ንምግላፅ ምልክታት ንኣብነት ጋንታታት መንነትን ዝግለፀሉ እንታይ ይባሃል?

ገዛኢ ገንዘቡ ከፊሉ ኣቑሑ ዝረኽበሉ ሽያጢ ድማ ቅርሹ ተቀቢሉ ኣቑሑ ዘረክቦ መንገዲ እንታይ ይበሃል ?

ተኽኒ ሓዝር ከበሉ እንልኣኾኒፈን እዩን ምሳት የኳኒኸእድዩ ውልምተትሕንደልኸልና ኪንልና እንገዝኦ ቦታ ተሣይ ነገር ምትንደልሐልና ኬልና እንረኅሉ ቦታ ታይ ይብሃል?

ኣብ ገዛና ሕኦልኽኦልሙት ትፍላይ ቦታፍያት ዝበኦሉ ኣቲፋል ብኸታት ኣየር ዘከልኸወሉና ተልል መፅለኒ እንጥቀም ወዶም በዓልማ ይኹን እንዳትልና እነስተ ኻብ ዝጋቢ ሕ ማይረሕቦም ዝበኦሉ ታይ ይበሃሉ?

እዚ ኣብ ምስሊ ትሪኢዎ ዘለኩም ሰባት ፍልጠቶም፣ ጉልበቶምን ገንዘቦምን ትጠቒሞም ዝሰርሕዎ ስራሕ እንታይ ይባሃል?

ንደቂ ሰባት ወይ ንሕብረተሰብ ይጠቅም እዩ ተባሂሉ ዝስራሕ ነገር ሓሚሞም ክሕከምሉ፣ ፍልጠት ደልዮም ዝኸድሉ ትምህርቲ ቤት፣ ዝተፈላለዩ ነገራት ዝስራሕ ንደቂ ሰባት ኣድላይ ነገር እንታይ ይበሃል እቲ ዝስራሕ ነገር ?

እዚ ኣብ ምስሊ እንሪኦ ዘለና፦ ምስ ሰባት ተላሚዶም ምስ ሰባት ክነብሩ ዝክእሉን ምስ ሰባት ክነብሩ ዘይኽእሉን ካብ ሰብ ሪሕቖም ዝነብሩ እንታይ ይብሃሉ?